መፅሓፍትን ጋዜጣን ማለት ፍልፍል ፍልጠት እንረኽበሎም ኮይኖም ከምኡ እውን ሓደሽቲ ትምህርትታት እንመሃረሎም ኮይኖም ተወሳኺ ድማ መዘናግዒ ዝጠቅሙና እዮም።

ሃይማኖት ማለት ዝተፈላለዩ ሃይማኖት ዘለው ኮይኖም ደቂ ሰባት ድማ ነብሶም ንምድሓን ዝገብርዎ ኮይኑ ከሙኡ እዉን ዝኣምኑዎን ዛኣምኑን እዮም።

ናይ ገዛ ኣቁሑ ዝባሃሉ ንደቂ ሰባት ካብፍቶም ጠቀምቲ እንብሎም ሓደ ኮይኖም ንኣብነት መደቀስን ዝኮነ ይኩን ዝተፈላለዩ ናይ ምግቢ ሳርሒታት ዘድልይዎ እዮም፡፡